ከም ዝፍለጥ ኣብ ትግራይ ብዝኃት ቱሪዙም ዘለዉ ኴይኖም ብፍላይ ድማ ኣከባቢ ኣኽሡም ዝርከቡ ቱሪዙም ብዙኃት ከም ዝኾኑ ካብኣቶም ድማ ሓወልትታት እዮም እቶም እንርእዮም ዘለዉና ፍርሥራሳት ሓወልቲ እዮም ካብ መዓዝ ኣትሒዞም እዮም ተፈራርይሶም ?

ኣብቲ መንገዲ ፅርግያ ቡዙሓትነገራት እዮም ዝርአዩና ዘለዉ፡፡ ካብኣቶም ድማ ከም ባጃጅ ጠጠው ዝበሉ ሰባት ኣለዉ፡፡ ከምኡ ድማ ኣርባዕተ ጎማ ዘለዋ መጓዓዝያ እንስሳ ኣላ፡፡ መብዛሕትኡ ግዜ ከም እክልን ኣቁሕትን መጓዓዚ ኢና እንጥቀመሉ፡፡ ናይ እዛ እንስሳ ሽም መን ትባሃል?

እዚ ዝረአየና ዘሎ ዓብይ ናይ መንበሪ ገዛ ኾይኑ ኣብ ትሕቲኡ ድማ ብዙሓት ስራሕትታት ኣለው። ከም ህንፃ መሳርሒ ቤት ምግቢ ኣለው። ካብኣቶም ድማ መሳርሕታት መንበሪ ገዛ ኾይኑ እቲ ኣብ መሬት ዝርከብ ሓጪን እንታይ ይባሃል?

እዚ ሓደ ካብዞም ናይ ገዛ ኣቑሑት እንብሎም ሓደ ኮይኑ ከምኡ ድማ ንመስተይ እንጠቀመሉ ኣቕሓ እዩ ።ስሙ እንታይ ይበሃል?

እዚ ዓይነት ክዳን ካብ ባህላዊ መጋየፅታት ሓደ ኮይኖም ካብ ጡጥ፣ ክሪ ዝተመሳሰሉ ነገራት ዝስራሕ ኮይኑ መብዛሕትኡ ኣብ መርዓ፣ ክርስትና ንጥቀመሉ ኮይኑ ካብኣቶም ድማ ብዙሕ ዓይነታት ጥልፊ ዘለዉ ኮይኖም እዚ ንሪኦ ዘለና ሽሙ እንታይ ይበሃል?

እዚ ኣብ ውሽጢ ከተማ ኣክሱም ዝርከብ ኮይኑ ብጣዕሚ ዓብዪ ቤት ምግብን መስተን ከምኡ ድማ ቅርፅታት ዘለዉዎ እዩ ዝኒአ። ካብቶም ዝረኣዩ ዘለዉ ቅርፅታት ናይ መን ቅርፅታት ኣለዉ ዘርዝሩ ?

እዚ ኣብ ከባቢ ዒዲግራት ዝርከብ ኮይኑ ሰባት ብሃይማኖት ዝግልገልሉ ቦታ እዩ። እቲ ሃይማኖት ንሱ ድማ እንታይ ይበሃል ?

ብዙሓት ናይ ንግዲ ቦታ እዮም ዘሪኡና ዘለው። ካብኣቶም ዝሽወጡ ዘሪኡና ነገራት ዘለዉ ድማ ዳይፐር ፣ መወልወሊ ገዛን ከምኡ ድማ ከም ተኽሊታት ባናና ዝኣመሰሉ ነገራት ኣለው። ባናና እንታይ ዓይነት ባይታሚን ኣለዎ?

ካብቶም ኣብ ቢሮን ኣብ ገዛን ንጥቀመሎም ኣቑሑት ሓደ እዩ፡፡ ብተወሳኺ እውን ኸፍ መበሊ እንጥቀመሉ እዩ፡፡ እንታይ ዓይነት መሳርሕታት ኣለዉ? ዘርዝሩ?

ካብዞም ናይ ገዛ ዓበይቲ አቑሑት እንብሎም ሓደ ኮይኑ፤ እዚ ድማ ክዳውንቲ ንመሕፀቢ እንጥቀመሉ እዩ፡፡ በዚ መሳርሒ እዚ ተተጠቂምና እንታይ እንታይ ክቁጠበልና ይክእል?

ካብ ኣብ ትግራይ ዝርከቡ ባህላዊ ሙዚቃታት ሓደ ኮይኑ ከምኡ እውን ኣከዳድናን ሳዕሲዒትን ፍልይ ዝበሉ ኮይኑ መብዛሕቲኡ ግዜ ኣብ ምንታይ ከባቢ ይዝውተር?

እዚ መብዛሕትኡ ግዜ ኣብ ከባቢ ከተማ ኣኽሱም ዝርከብ ቱሪዝም ኮይኑ ብዝተፈላለዩ ቅርፃ ቅርፅታት ዝተቐረፁ እምንታት ኣለዉ፡፡ ኣብቲ ዝተቐረፁ ቅርፅታት እምኒ ድማ ፅሑፍ ኣሎ፡፡ እቲ ፅሑፍ ናይ እንታይ ዓይነት ቋንቋ እዩ?

እዚ ብጣዕሚ ደስ ዝብል መዘናግዒ ቦታ እዩ ዘሎ፡፡ ኣብቲ መዘናግዒ ቦታ ብተኽልታት ተሸፊኑ ብጣዕሚ ደስ ዝብሉ ተኽልታት ኣለው፡፡ ካብኣቶም እንታይ እንታይ ዓይነት ተኽልታት ኣለው?